ናይ ገዛ እንስሳእንብሎ ምስ ወዲ ሰብ ተላሚዶም ክነብሩ ዝኽእሉ እንስሳ ከም ድሙ፣ ከልቢ ዝበሉ እዮም ።ናይ ዱር እንስሳ ንብሎም ምስ ወዲ ሰብ ተሓዊሶም ክነብሩ ዘይኽእሉ እዮም ።ንኣብነት ነብሪ ፣ኣንበሳ ይጥቀሱ። ካብ ናይ ዱር እንስሳ ትፈርሕዎ መን እዩ?

መጽሓፍትን ጋዜጣን ማለት ሕብረተሰብ ፍልጠት ንምዕባይ ሓበሬታ ንምምሕላፍ ዓብይ እጃም ዝፃወቱ ኮይኖም ሰባት ንምምሃር ንምዝንጋዕ ድማ የገልግሉ። ልበ ወለድ ወይ ካልእ መፅሓፍ ኣብ ምንባብ ሀመይ ኢኹም?

ንግድን ምትዕድዳግን ማለት ሂብካ ምቕባል ማለት እዩ። ግዜኻ ጉልበትካ ተጠቒምካ ለፍረኻዮ ምህርቲ ንስኻ ክተፍርዮ ብለይ ኻኣልካዮ ምህርቲ ምቕያር እዩ። ኣብነት ኣትክልቲ ነፍሪ እንድሕር ኮይና ብገንዘብ ንቕይሮ። ኣብ ንግዲ ሀመይ ኢኹም ንስኹም?

ስራሕ ማለት ሰባት ሓደ ነገር ንምስራሕ ጉልበት መሳርሕታት ተጠቂሞም ናይቲ ዝስራሕ ነገር ብኣግባቡ ክሰርሑ እንተለዉ እቲ ዝስራሕ ነገር ስራሕ ይበሃል። ስራሕ ታይ ዓይነት ስምዒት ኣለዎ ?

ተፈጥሮ ማለት ብወዲ ሰብ ዘይተፈጠረ ዘይተቀየረ ኣብ መላእ ዓለም ዘሎ ነገራት እዩ። ንኣብነት ማይ፣ ኣየር ወዲሰብን ተፈጥሮን ብሓደ ኮይኖም ዝፈጥርዎም ድማ ከባቢ ይባሃል። ኣበይ ከባቢ ኢኩም ትነብሩ ንስኩም?

ሃይማኖት ማለት እምነት መሰረት ገይሩ ስርዓት ትምህርቲ ወይ ናይ ኣምልኮ መንገዲ እዩ። ሃይማኖት ናይ ምሁራት ስነ ምግባር መምርሒ የጠቃልል። ናይ ኣምልኮ ስርዓት ናይ ልምዲ ንኣብነት ፆሎት፣ መስዋእቲ ፣በዓላት የካትት። እንታይ ሃይማኖት ተከተልቲ ኢኩም ንስኩም?

ጥበብን ባህልን ናይ ሓደ ሕብረተሰብ መንነት ንምግላፅ ንምትሕልላፍ ዓቢ እጃም ይፃወት፡፡ ንኣብነተ ቅርፃ ቅርፂ፣ ሙዚቃ፣ ስነ ጥበብ፣ ስርዓት ኣከዳድና ይጥቀሱ፡፡ ባህልታት ትፈትዉ ዶ?

መፅሓፍትን ጋዜጣን ማለት ንወድ ሰብ ኣዝዩ ጠቀምቲ ካብ ዝባሃሉ ነገራት ሓደ ኮይኑ እዙይ ድማ ዝተፈላለዩ ኣካላት ናብ መንገዲ ዝቀርብ እዩ። ካብ ዝተፈላለየ ፍልፍላት ድማ ይርከብ። ኣብ ምንባብ ፅሓፍ ከመይ ኢኩም?

እስፖርት ማለት ኲሉ ዓይነት ምንቀ ሰቓስ ኾይኑ ንጥዕናና ንምሕላው ኣካላዊ ለውጢ ንምምፃእ ዝሕግዘና ምንቀሰቓስ እዩ፡፡ ኣእምራዊ ንቕሓት ንኽህልና ይገብር፡፡ ንኣብ ነት ዑፍ ሰግሪ ፣ጕያ እስፖርት ናይ ምስርሕ ልምዲ ዶ ኣለኩም?

ኣቲ ኲልተን ኣኅምልትን ንምግብነት ካብ ለገልግሉ ተኽልታትዮም ኣቲዂልተን ኣሕምልትን ካብሉ ብሃሉ ቊስጣ፣ ሠላጣ ፣ጠቅሊል ጐመን ይጥቀሱ ንጥቅ ንጥካረን ዕቤትን ድማ ይጠቕመና ኣብ ከባዊኹም ኣኅምልትን ፍራምራን ኣጠቃቅማኩም ከመይኢሉም?

ንግድን ምትዕድዳግን ማለት ሂብካ ምቕባል ማለትእዩ፡፡ ጊዜኻ ጉልበትካ ተጠቒምካ ለፍረኻዮ ምህርቲ ንስኾ ክተፍርዮ ክተፍርዮ ምስዘይትኽእል ምህርቲ ምቅይያር እዩ፡፡ ንኣብነት ኣትክልቲ ተፍርይ እንተኾይንና ብገንዘብ ንቕይሮ፡፡ ኣብን ንግዲ ከመይ ኢኹም?

መጋይጺ ሰባት መምልኻ ዂሎም ዝጥቆምሉ ነገራን ትኹኑ ሕናይ ድማ ደቃንስ መመላኻ ዕ ገጸን ይጥቀማሎ እየን ኣብነት ኽሕል ቻብስትክ ኪጥቀማሉ ኲሎም መጋይፂ ጠቕንምቲ ድዮም?

መፋለጥ ማለት ሓደ ነገር ተደላይ ልክን ወይ ስለ ዝግልጋሎት ሰባት ልኽፈልጡ ምግባርዩ ዕላማ ናይ ምፋለጥርብሃሉ ሓዋሬታ ምሃፍ ድ ልትምፍጣር ዕዳጋ ምዕባይ ኣተሓሳሰ ምቕያር ሰባት ምእማነ ሱምከብ መፋለጥ ኣሚርኹምንታይ ገዜኹን ትፈልጡ?